እዚ ንሪኦ ዘለና ምስሊ ካብቶም ዓይነት ዘበናዊ ኣሰራርሓ ዝኮነ ክዳውንቲ ሓደ እዩ። እዚ ድማ ኣብ ከባቢ ትግራይ ዝርከብ ዓይነት ክዳን ኮይኑ መብዛሕትኡ ግዜ ድማ ጥልፊ እናተብሃለ ይፅዋዕ።

ኣብዚ ምስሊ እንርእዮ ዘለና ካብቶም ኣብ ትግራይ ዝርከቡ ዓይነታት ሳሲዒት ኮይኑ ኩዳ እናተባሃለ ዝፍለጥ ዓይነት ሳሲዒት እዩ፡፡ እዚ ድማ ኣብ ዞባ ማእከላይ ብተደጋጋሚ ዝዝዉተር ሳሲዒት ኩዳ እናተባሃለ ዝፍለጥ እዩ፡፡

እዚ ምሰሊ ንሪኦ ዘለና ካብቶም ዓይነታት ጥበብን ባህሊን ሳዕስዒት ናይ ትግራይ ሓደ ኾይኑ ፤ እዚ ድማ አብ ከባቢ ራያ ዓዘቦ ዝርከብ ካብቶም ጥበብን ባህሊን ሳዕስዒት ሓደ ሳዕስዒት ራያ እናተብሃለ ይፍለጥ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ዓይነታት ኣትክልቲ ሓደ ኮይኑ እዚ ድማ መብዛሕትኡ ግዜ እንጥቀመሉ ንባህላዊ ሕክምናን መድሓኒትን ንጥቀመሉ ካብቶም ዓይነታት ኣትክልቲ ሓደ እዩ፡፡

እዚ ኣብዚ ምስሊ እንሪኦ ዘለና ካብቶም ዓይነታት ሙዚቃ መሳርሒ ሓደ ኮይኑ እዚ ድማ ጊታር እንዳተባሃለ ይፍለጥ፡፡ እዚ ድማ መብዛሕትኡ ግዜ ብኣፃብዕቲ ኢድካ ጌርካ ዝፅወት ዓይነት መሳርሒ እዩ፡፡

እዚ ንሪኦ ዘለና ምስሊ ኣብ ሌማት ዘሎ ሻሂ ዳቦ መዓር ኮይኑ እዚ ድማ ንምግቢ ንጥቀመሉ መብዛሕቲኡ ግዜ ኣብ ቁርሲ ንጥቀመሎም ምግቢታት እዮም ።

ኣብዚ ምስሊ ዝርኣየና ዘሎ ካብቶም ዓይነት ኣትክልቲ ከም ማንጎ ቆላሚጦስ ዝኣመሰሉ ኮይኖም እዚ ድማ ካብ ዩኒቨርስቲ ኣክሱም ወፂካ ንከተማ ኣክሱም ክትከይድ ከለካ ዝርከብ ቦታ እዩ።

ኣብዚ ምስሊ እንሪኦ ዘለና ካብቶም ዓይነታት ጫማ ሓደ ኮይኑ ድፍን ጫማ እናተብሃለ ዝፍለጥ እዚ ጫማ እንሪኦ ዘለና ድማ ኣዝዩ ዝፀበቐን ዝማዕረገን ብዘበናዊ ኣሰራርሓ ዝተሰርሐ ጫማ እዩ።

እዚ እንሪኦ ዘለና ተኽሊ ካብቶም ዓይነት ኣትክልቲ ሓደ ኾይኑ እዚ ድማ ሊም ዓዲ እናተባህለ ዝፍለጥ ተኽሊ እዩ፡፡ እዚ ድማ መብዛሕቲኡ እንጥቀመሉ ንእንስሳ ቆሪፅና እንህበን ኣብ ዝጠምየን ሰዓትን ዝበልዖኦ።

እዚ ምስሊ አንሪኦ ዘለና ኣብ ወሰን ፅርግያ ዝርከብ ኮይኑ ናይ ኢትዮ - ቴሌኮም ዝተባሃለ ትካል ንሓደ ሕብረተሰብ መፋለጢ ወይ ከዓ ኣብዚ ኣለኹ መበሊ ሓበሬታ ዝህበሉ ዓይነት ዝተተኸለ ናይ ኢትዮ - ቴለኮም እዩ፡፡

ኣብዚ ምስሊ እንርእዮ ዘለና እንዳ ምግቢን መስተ ቤትን እናተባህለ ዝፍለጥ እዩ። እዙይ ንጥቀመሉ ድማ ምግቢ ምስ እትጠምየናን መስተ እንትፀምአናን እንጥቀመሉ እንዳ ምግብን መስተን እንዳተባህለ ዝፍለጥ ሓደ እዩ ።

እዚ ኣብዚ ምስሊ ዝሬኤና ዘሎ ካብቶም ዘመናዊ መሳርሒታት ፀጒሪ ሓደ ኮይኑ መረሰን እናተብሃለ ዝፍለጥ እዩ። እዚ ድማ ን ደቂ ኣንስትዮ መስርሒ ፀጒሪ ዝጥቀማሉ ሓደ መሳርሒ እዩ።

እዚ እንርእዮ ዘለና ምስሊ ካብቶም ሓደ መጋየፂትን መማላክዕትን ዝብሃሉ ኣቁሑ እዮም፡፡ እዚ ድማ መብዛሕቲኡ ግዜ ደቂ ኣነስትዮ ንመማላክዕን ንመጋየፅን ዝጥቀማሉ ዓይነታት መሳርሒታት እዮም፡፡

እዚ አብ ምስሊ እንሪኦም ዘለና አብ ወሰን ፅርግያ ዝርከብ ካብቶም መፈለጢታት ሓደ ኮይኑ ፀባቂት ባልትና እናተባህለ ይፍለጥ እዚ ድማ ዘፋልጦም ዓይነታት ከም ሽሮ፣ በርበረ፣ ሕልበት ዝአመሰሉ እዮም፡፡

እዚ ኣብዚ ምስሊ እንርእዮ ዘለና ካብቶም ዓይነት ሓገዝቲ መፅሓፍ ሓደ ኮይኑ ባዕልኻ ተመሃር እንዳተባሃለ ዝፍለጥ ናይ እንግሊዘኛ መፅሓፍ እዩ። እዚ ድማ እንግሊዘኛ ዓርስና ኪኢልና ንክንናገር ዝሕግዘና ዓይነት መፅሓፍ ሓደ እዩ።

እዚ ዝርኣየና ዘሎ ምስሊ እንዳ ስዋ ዝብሃል ኮይኑ፤ እዚ ንጥቀመሉ ድማ እናሰተና እንዘናገዐሉ እንዝናነየሉን እናተጨወትና እንስሕቐሉ ቦታ እዩ።

እዚ ኣብ እዚ ምስሊ እርኣየና ዘሎ ካብቶም ዓይነታት ኣሕምልቲን ፍረምረን ኮይኖም ከምኒ ፃዕዳ ሽጉርቲ፣ ጉዕ ፣ካሮት ዝኣምሰሉ ካይኖም ንምግብነት እንጥቀመሎም ኣሕምልቲን ፍረምረን እዮም።

ኣብዚ ምስሊ ዝረኣየና ዘሎ ካብቶም መጋየፅትን መመላክዕትን ዝበሃሉ እዮም። እዚ ድማ መብዛሕትኡ ግዜ ደቂ ኣንስትዮ ካብቶም ዝጥቀማሎም መመላክዕን መጋየፅትን መሳርሕታት እዮም።

እዚ ኣብዚ ምስሊ እዚ ዝረኣየና ዘሎ ኣብ ከባቢ ኣክሱም ኮይኑ ካብ እንዳ ማርያም ቤተክርስያን ንኣንፈት ሰሜን ዝርከብ ማይሹም እንተብሃለ ዝፍለጥ ዕቋር ማይ እዩ።

እዚ ኣብዚ ምስሊ ዝረኣየና ዘሎ መዘናጊዒ ኮይኑ እንጥቀመሎም ድማ ምስ ማሓዙትና ወይ ከኣ ምስ ኣዕርክትና ኮይና ምስ እንፍቅራ ወይ እንፍቅሮ ሰብ እንጥቀመሉ መዛናግዒ ቦታ እዩ።

እዚ ኣብዚ ምስሊ ዝረኣየና ዘሎ ካብቶም ዓይነታት ዝራእቲ ሓደ ኮይኑ በቢቦትኡ ብዙሕ መፀውዒ ዘለዎ መሸባሕሪ ወይ ጣጥሻ ወይከዓ ዕፉን እንዳተባሃለ ዝፍለጥ ሓረስታይና ዝዘርኦ ዓይነት ዝራእቲ እዩ።

እዚ ኣብዚ ምስሊ ውሽጢ ንሪኦ ዘለና እንዳ ቤት ምግቢን መስተን ዝበሃል ኮይኑ ፤ እዚ እንጥቀመሉ ድማ ምግቢ እንትጠምየናን መስተ እንትፀምአናን እንጥቀመሉ ዓይነት እንዳ ቤት ምግቢን መስተን እናተብሃለ ዝፍለጥ እዩ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ዓይነታት በላሕቲ ነገራት ሓደ ኾይኑ መቐስ እናተብሃለ ድማ ይፍለጥ። እዚ መብዛሕትኡ ግዘ ንጥቀመሉ ኣብ እንዳ ሳፌታ ክዳን መቅደዲ ዝጥቀምሉ ዓይነት መቐስ እዩ ።

እዚ ኣብዚ ምስሊ ዝርኣየና ዘሎ ሽሙ ሰተታ እናተብሃለ ዝፍለጥ ኮይኑ ኣዴታትና ኣብ ሞጎጎ እንጀራ ካሲሰን ንመዉፅኢ ዝጥቀማሉ ዓይነት መሳርሒ ሰተታ ወይ ክዓ ሌማት እናተብሃለ ዝፍለጥ እዩ።

እዚ ምስሊ ዝረአየኒ ዘሎ ናይ መሸጥን መዐደግን ቦታ ኮይኑ ኮቦርታ ከምኡውን ኣንሶላ ወይከዓ ጎማ ወይከዓ ፊስቶ እናተባህለ ዝፅዋዕ መትሐዚ ማይ ዝሽየጠሉ ከባቢ እዩ፡፡

እዚ ንርኦ ዘለና ምስሊ ኣብ ከተማ ኣክሱም ዝርከብ ቤት ትምህርቲ ኮይኑ መሳናድኦ ወይ ከዓ ሃይስኩል እንዳተባሃለ ዝፍለጥ ቤት ትምህርቲ እዩ። እዚ ድማ ናይ ዓሰርተ ሓደ ናይ ዓሰርተ ክልተ ክፍሊ መምሃሪ ተማሃሮ ቤት ትምህርቲ እዩ።

እዚ አብ ምስሊ እንሪኦ ዘለና ካብቶም ናይ ገዛን ናይ በረኻን እንስሳ ሓንቲ እያ ።እዚአ ድማ ሚዳቅ እናተባህለት ትፍልጥ መብዛሕቲኡ ግዜ ግን አብ በረኻ ካብ እትነብር እንስሳ ሓንቲ እያ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ዓይነታት ትኩስ መስተ ሓደ ኮይኑ እዚ ድማ ሻሂ እናተባህለ ይፍለጥ፡፡ እዚ ድማ ካብ ምዉቕ ማይ፣ ሽኮር ከምኡውን ቀጠፍን ሓዊስካ ዝስራሕ ዓይነት ትኩስ መስተ እዩ፡፡

እዚ ዝረአየኒ ዘሎ ምስሊ ኣብ ብርጭቆ ዘሎ ፀሟቅ ኮይኑ ካብ ዝተሰርሐሉ ድማ ካብ ኣትክልትን ፍራምረን ማንጎ ዝተባሃለ ተክሊ እዩ፡፡

እዚ ኣብዚ ምስሊ እንርእዮ ዘለና ብረድስትን ማንካን ናይ ኣቑሑ ገዛ ዝበሃሉ ኾይኖም ንመስርሒ ፀብሒ እንጥቀመሎም ካብቶም ሓደ መሳርሕታት ኣቑሑ ናይ ገዛ እዩ።

እዚ ኣብዛ ምስሊ ዝረኣየና ዘሎ ናይዛ ክብርቲ ሃገርና ኢትዮጵያ ዝኮነት ክቡር ጠቅላይ ሚኒስተር ነብስሄር ኣቶ መለስ ዜናዊ ዝባሃል ኮይኑ ምስ ሰበይቱ ወ/ሮ ኣዜብ ዘርእየና ዘሎ ምስሊ እዩ።

ኣብዚ ምስሊ እንሪኦ ዘለና ሓደ ካብቶም ሓበሬታታት ዝህቡ ኮይኑ እዚ ድማ ዛራ ሚድያ እናተብሃለ ዝፍለጥ እዩ። እዚ ድማ መብዛሕቲኡ ግዜ ዝተሓረዩን ዝጥቀምሉ ዛራ ሚድያ ይብሃል።

እዚ ኣብዚ ምስሊ እዚ እንሪኦ ዘለና ካብቶመ ዓይነታት መስተ ሓደ ኮይኑ ስዋ ይባሃል፡፡ እዚ እንሪኦ ዘለና ምስሊ ከዓ ስዋ ተፀሚቁ ምስ ቀነየ ፀርዩ ይቅንይ እሞ ፅራይ ስዋ እንዳተባሃለ ዝፍለጥ ዓይነት መስተ እዩ፡፡

እዚ ንሪኦ ዘለና ምስሊ አብ ወሰን ፅርግያ ኮይኑ እዚ ድማ ዘመናውን ባህላውን መሸጥን መዐደግን ናይ ክዳውንቲ ኮይኑ ከምኡ እውን ናይ መሽጢ ኤሌትሮኒክስ እናተባህል ዝፍለጥ ቦታ እዩ፡፡

እዚ ኣብ ምስሊ እንሪኦ ዘለና ካብቶም ዓይነታት መሳርሒ መለገቢ ሓደ ኾይኑ እዚ ድማ መጣበቒ ወይ ከዓ መለገቢ እናተባህለ ዝፍለጥ ንዝተቐደደና ነገራት እነላግበሉ ወይ ከዓ እነተሓሕዘሉ ሓደ መሳርሒ እዩ፡፡

እዚ እንሪኦ ዘለና ምስሊ ካብቶም አብ ትግራይ ዝርከቡ አከዳድናታት ሓደ ኮይኑ፤ እዚ ድማ አብ ከባቢ ቦታታት ራያ ዝርከብ ዓይነት አከዳድና ሓደ ዓይነት አከዳድና እዩ፡፡

እዚ እንሪኦ ዘለና ምስሊ ካብተን ኣብ ትግራይ ዝርከባ ኩዕሶ እግሪ ዝፃወታ ጋንታት ሓደ መለለይ ባንዴራ እዪ ።እዚ ድማ ናይ መቀለ 70 እንደርታ መለለዪ ባንዴራ እዩ፡፡

እዚ ምስሊ እንሪኦ ዘለና ካብቶም ዓይነታት ኣሕምልትን ፍራምረን ሓደ እዩ። ዓተባሕሪ እናተብሃለ ድማ ይፍለጥ። እዚ ዓተባሕሪ እዚ ድማ ንጥቀመሉ ሓደ ንፀብሒ ሽሮ እንጥቀመሉ ወይ ክዓ ንሕልበት እንጥቀመሉ ዓተባሕሪ እናተብሃለ ዝፍለጥ እዩ።

እዚ ምስሊ እንሪኦ ዘለና ካብቶም ኣሕምልትን ፍራምረን ሓደ ኮይኑ እዚ ድማ ዓተር ባሕሪ እናተብሃለ ይፍለጥ። እዚ ድማ ኣብ ማይ ኣሊኽናዮ ንቕኒ እሞ ድሕሪ ዝተወሰነ ማዓልቲ ይቦቅል። ምስ ቦቐለ ድማ ቡቁልቲ እናተብሃለ ይፅዋዕ።

እዚ ንሪኦ ዘለና ምስሊ ኣብ ከባቢ ትግራይ ዝርከብ ካብቶም ዓይነታት ሳዕስዒት ሓደ ኮይኑ እዚ ድማ ኣዉርስ ይበሃል። እዚ ድማ ኣብ ከባቢ ተምቤን ዓብዪ ዓዲ ዝርከብ ሳዕስዒት ሓደ ኣዉርስ እናተብሃለ ዝፍለጥ እዪ ።

እዙይ እንርእዮ ዘለና ምስሊ ናይ ንግዲን መዐደግን መክዝን ናይ እክሊ ኮይኑ እዙይ ድማ ዝተፈላለየ ዓይነታት እክሊ ከም ጣፍ፣ መሸላ፣ ምሽሓሪ ዝኣምሰሉ መከፋፈሊ ንግዲን መዐደግን እዩ።

እዚ ንሪኦ ዘለና ምስሊ ሓደ ካብቶም መጋየፅን መመላክዕን ኮይኑ እዚ ድማ ኣብ ክሳድካ ዝእሰር መፀበቕን መመላክዕን ዝጥቀምሉ ሰባት ሓደ ካብቶም ዓይነታት መፀባበቒ እዩ፡፡

ኣብዚ ምስሊ እንሪኦ ዘለና መንበሪ ገዛ ኮይኑ መብዛሕትኡ ግዜ ድማ ኣብ ከባቢ ገጠራት ዝርከብ ኮይኑ ካብቶም ዓይነታት ገዛ ድማ ምብዛሕትኡ ግዜ ሰቀላ እንዳተባሃለ ይፅዋዕ፡፡

እዚ ኣብዚ ምስሊ ዝረአየና ዝሎ ስነ ጥበባዊ ነብስሄር ዳዊት ነጋ ዝበሃል ኮይኑ ብደርፊ ትግርኛ ባህላውን ዘመናወን ዝፍለጥ ስነ-ጥባውያን ካብቶም ናይ ትግራይ ሓደ ደራፊ እዩ፡፡

እዚ ንርኦ ዘሎና ምስልኢ ሓደ ካብቶም መጋየፂታት እዩ። እዚ ድማ መብዛሓቲኡ ግዚ ኣበይቲ ወለድና ወይ ካዓ ፈለስቲ ዝኮና ወለድና ወይ ከዓ ኣሕዋትና ዝጥቀምሉ ከም ኣኒ መድገሜ እዩ።

እዚ ኣብዚ ምስሊ እንሪኦ ዘለና ኣብ ከባቢ ከተማ ሽረ እንዳስላሰ ዝርከብ ሓወልቲ ኮይኑ እዚ ድማ ናይ ክቡር ስዉእ ተጋዳላይ ጀነራል ሓየሎም ኣርኣያ ዘርኢ ሓወልቲ እዩ።